ማኣኸላት ኣዳጋ ማለት ሰባት ካብ ዝተፈላለይካባብ ሞጺኦም ዝተፋላለይ ዓንቲመርትን ኣቝዕትንከምውን ክዳውንትን ዝሸጠሉን ዝልውጥሉንቦታ እንተሆን ተገልገልቲ ድማ ከከምዓዓሞም ዝተፈላለ ነብረታት ንምግዛ ናብ ማእኸላት ኣደጋ በምኻድ ዝተፈላለይ ዓይነት ነብረታት ዝጐዘሉ ቦታ ዩ።

ጥረገንዘብ ማለት ከከም መጦን ዝፈልለኾኑን ዝተፋላለዮ ነገራትንምግዛ ዝጠቅም እዩም ሰባት ድማ ብቖሊላ ኣብጅብም ብምሓዝ ንዝተፋላሊ ነገራት ንምግዛን ንምኽፋልን ዝጥቆምሉ እንተኾን ብፍለይ ኣብ ሃገርና ብምኽናያት ኅጽረት ተክኖሎጂ ሰባት ምጥረገንዘብ ክገዝኡን ክፍልታት ክፍጽሙን ልሙድ አዩ።